ኅረተሰለ መናውርዑ ምሕዳር ኣብ ስተፍላ ልዓድ ሥራሕቲ ይሰርሕን ይነግድን እዩ ካብኣቶም ሓደ ኣብ ንግዲወይ ኽዕሽቐጥቕሸቐጥ ዝተዋፈረ እዩ።

ኅውረተሰብና መናውርኦ ኖምምኅዳር ኣብ ስተፈልልዮዓውዶ ሥረሓቲ ይወፈር እዩ ካብኣቶም ሓደ ድማ እዙ ኣብ ዕዳጋ ሽቐጣ ሽቐጥ ይሸይጥ ይነግድን እዩ።

ኣብ ገዛ ዘተፈላለዩ ዓይነት ናዉትታት ወይ ከዓ መሠርሕታት ንጥቀም ኢና ካብ አቶም ሓደ ናይ ዝተፈላለዮ ሓብሬታታት መስሚዕ ወይ ከዓ ንርእየሎም ሓደ ንብረት::

መራሕታ ሃገር ሓሳቦም ዝተፋላልዩ መራኸብት ሓፈሻት ተጠቕሞ ሓሳዊ ንኅረት ሰብ ይገልጹ እዮም እዝ ድማ ዶር ኤብ ምሕመድ ይበሃል ብምኅራ መዲያ ሓሳዊ እንትገልጸ

ዝተፍላልዩ ዓይነት ኣትክልቲ ወይከዓ ኣኅምልቲ ዝተፋላልዩ ንምግብነት ንጥቆም ኣሎም ኢና ካብኣቶም ሓደ ኃምሊ ጠቕለል ጎምን ኮሚደረ ሓደ እዩ::

ዝተፋላለዮ ዓይነት መሣርሐ ሙዚቃ ኣለዉ ካብኣቶም ሓደ ድማ እዙ ሻንቦቆ ይበሃል ሻንቦቆ ኸዓ መብዛህቲኡ ጊዜ ኣብዚኅእዚይ ይዋን ዘይኮነ ዝቅድሚሕ ዝዝጥቖመሉ ዝነበር መሣርሒ ሓደ እዩ::

እስተፋላልዩ ምሁራት ናይ ስፖርቲ ሓሳዎም ስተፋላልዩ መራኸብተሓፋሻት ይጐልጽ እዮም እዝ ድማ ናይ መናእሰይ ስፖርት ምኽትል ሓላፊ እዩ።

ኣብ ዝተፈላልዩ መሸጢ ሸቀጣ ሸቓጥ ዝተፈላለዩ ዓይነት ንብረት ኣሓዘይ እዩ ካብኣቶም ሓደ ድማ እዙይ ንን ሕፀ ዝክዳኑን ጥቖምሉ ተሳስሳምና ይብሃል።

እንስሳት እንስሳ ዘገዳምን እንሳ ዘቤይት እንተውሂሎ መኲልተ እዮም ዘኽፍዋሉ ካብቶም እንስሳ ዘገዳም ዝበሃሉ ድማ ሓንቲ ህብእያ ሕበይ ድማ ኣብ በራኻ እያት ነብር ነዚኦም ክርእዩ ድማ ብስኃት ዓይነት ውፃእተኛታት ክጕውን እዩ ሞጹእ እዮም።

ኅብረተሰብና ዝተፈላልዮ ዓይነት ሕንጻታት ንምሥራሕ ዝተፈላሌዩ ዘመናዊ መሳርሕ ማሽናት ይጥቀም እዩ ካብኣቶም ሓደ እዙይ ንስሚንቶ ነብዓ ጠቲት ይጥቀመሉ

ደቂ ሰባት መነባብሮኦም ኣብ ዝተፈላልዩ ስራሕቲ ዝተዋፈሩ እዮም፡፡ ኣብ ንግዲ ሸቐጣ ሽቓጥ ዝኣመሰሉ ከምዝ እንርኦ ዘለና ድማ ኣብ ናይ ምስ ናይ ሙዚቃ ባንዲ ዘተታሓዘ ዝተኣሳሠረ መነባብሮኦም ይሞርሑ፡፡

ኣርማ ወይ ከዓ ምልክት ዝበሃል መዛሕቲኡ ዓበይት ትካላት መለለይ ወይ ከዓ መግለጺአን ይጥቀማሉ ኾይነን እዚ ድማ ናይ ኢትዮጵያዊ ቀይሕ መስቀል ኣርማ እዩ።

ስድራቤት ዘበሃል ሰብኣአን ሰበይትን ምስ ብደቆም ኮይኖም ሓደኣይነት ግዳንተ ኾዲኖም ባህሎምን ሉምዶምን እናኾር ብሓድይኅልፍዎ ግዜኦም።

ኣርማ ዝበሃል ነይ ሓደ ተካል ወይከዓዓ ድርጅት ንመለለይ መነነተም ዝጥቆሙሉ ምልክት ወይከዓ ምስሊ እዩ።

ድቃ ንስትኡ ንምመለኻ ዒለን ስተፋላልዩ ውፂ ተኽልታት ዝኾኑ ናብ ቀርወተን ይለኽያን ይቕበኣን እየን ካብኣተንሓንቲ ድማ እዚኣ እያ።

ኅረተ ሰብ መግለጽ እምነቱ ዝኾነ ሓደ ቢቲ ክርስቲያን እዩ ብቲ ክርስቲያን ድማ ወዙኅድኡ ኅረተ ሰብ እናኸደ ዝጽልየላን ዝስዕ መላን ሓንቲ እምነት

ውፂኢት ኤሌክትሮኒክስ ዝኾነ ብዙኃት ኃይነት ንጥቀም ኢና ከባቶም ሓደ ድማ እዙይ ንመብራህቲ ንጥቆሞሉ ባትሪ ናይ ላንባዲና ይበሃል።

ኣብ ዓበይት ዶንኳናት ብዙኃት ዓይነት ኣቝሑ ዙሽዮጡ እኳ እንተኾኑ ጓብኣቶም ግን ሉስልስ መስቲ ኸፍ ዝበሃሉ ሓደ እዩ::

እዚ ንርኦ ዘለና ምስሊ ዘመናዊ መስርሕ ሕርሻ እንትትከውን መብዛሕትኡ ግዚ ድማ ኣብ ዝማዕበላ ሃገራት ዝጥቀማሉ እንትትኮና ሓደ ካብአቶም ድማ እዚ መሳርሒ እዚ እዩ? እንታይ እንትይ ከ ይብሃል ሽሙ?

ዝተፍላለያ ዓይነት ዘመናዊ ማሽናት ኣለዉ። ካብኣቶም ሓደ ድማ እዙይ መሕጸቢ ናይ ክዳን ማሽን ሓደ እዩ።

ኅረተሰብና መዙሕቲ ጊዜ ተሓጊሱ ደሲልዎ መግለጺኡ ተሓቓቒፍካ ምስ ዓም ሓደ ከንባህሊ ኢዩ ዘ ጥቆምኣሉ።

መጽሓር ወይከዓጋ ዜጣ ምስተዋላለዮ ዓይነት ምሁራት ዝቐርብ ዓይነት ድርሰት ወይ ከዓ መጽሓፍ ኮይኑ እዙይ ከዓ ንውሉድ ወለዶ እናተ መሓላለፈ ዝንብብ ዓይነት መጽሓፍ እዩ።

ኣርማ ወይ ከዓ ምልክት እዝተፋላሌዮ ዓይነት ድርጅታት ዓበይቲ ሠራሐቶ ናለትውን ተካሎምኖ ንምፍላጥ ዝትቖምሉ ምልክት እዩ።

መብዛሕቲኡ ከም ባህሊ ጌርካ ዝተወሰደ ምግቢ እንጀራ እዩ። እንጀራ ኻዓ ኩሉ ሕብረተሰብ ዝጥቀመሉ ዓይነት ምግቢ ኮይኑ ብናይ ስዕረት ዝተዘጋጀወ ምግቢ ብዙሓት እዮም።

ደቂ ሰባት ኣብ ስራሕቶም ዕውታት ንኽኾኑ ብዙኃት ዓይነት መሳርሕታት የድልይዎም ካብኣቶም ሓደ ድማ መቐስ እዩ።

ብህና ደቂሰራት ካፍቶም ንመስተ ዝጥቆም ኣሎ ሓደ ኾይኑ ሞዙሕቲኢ ጊዜ ድማ ኣብ ዓበይቲ ይኹነ መናእሰይ ዝጥቆሙ ንመስተ እዩ።

ብዙኃት ማኅበረ ሰብና ብዝተፈላልዮ ዓውደ ሥራሕቲ ዝተዋፈረ እዩ ሓደኻኣቶም ድማ ኣብ ስፍየት ግዳን እዩ ብስፊየት ክዳን ዝመሓዶሩ ብርክት ዝወሉ ሕረተሰብ ኣለዉ።

ኃይማኖት መሠረታዊ መግለጺ ናይ ወድሰብ እምነት ሓንቲ እያ ካብኣቶም ሓንቲ ድማ እዙ ኣብ ቤተ ክርስቲያን ዝግበር ናይ ሰዓት ማእኸሊ ምልክት ደወል ይበሃል::

ሓንታ ሃገር ኣብ ምዕባለ እያ ኽትርከጕትበሃልተ ኾይና ናይ ባዕላ ዘኾነ ምሠረታዊ ድማዓት ክልዋ ኣለዎ ማለቱውን መብራህቲ ማይ ጽርግያ ::

መጋየጽይ ወይ ከዓ መመላኽዒ ዝበሃል ደቂኣንስትዮ ይኹኑ ደቂተባዕትዮ ዝጥቆምሉ ዝጥውን ብኣብዛ ሓጊእዜየ ኽንር የኸለና ግን ደቂኣንስትዮ ኣብ እዝነን ይኩን ኣብ ክሳደን ዝጥቆማሉ እዩ።

ኣፍ ዝተፈላለዩ እንደሸቀጣሸቓጣት ዝተፈላልዩ ዓይነት ምህርትታት ይሽየጡን ዩሎዋወጡን ኢዮም ካብኣቶም ሓደ ድማ ንሻሕንጥቆምሉ ቕመ ሓድ እዩ::

ሓንቲ ሃገር ማዕቢላዊ ናብ ምእምዕባል ደረጃ ኣለ እንብላ ኣንተ ወይና እስትፋልለይ ዓይነት ነሠረታውሉምዓት ብዝመናዊ መልከ ዝተመልኦ እንተማልኣ እዩ።

ዝተፋላዶይ ዓይነት እንስሳታት ኣለዉ። እንስሳ ዘገዳምና እንስሳ ዘቤየት ይብሃሉ። ካብቶም እንስሳ ዘገዳም ዝብሃሉ ሓንቲ ህበይ እያ።

ኅብረተሰብ ወይ ከዓ ሥድራቤት ዝበሃሉ ሰብኣይን ሰበይትን ምስ ደቆም እንተኾኑ እዚኦም ድማ በሃሎም ንምኽባር ዓለባ ዓዲ ዝበሃል ሓድ ዓይነት ክዳን እዮም ዝዂዶኑ።

ማሕብረሰብና ንምግብነት ዝጥቆምሎም ዝተፈላልዮ ዓይነት ኣኅምልትን ተኽልታትና ኣለዉ። ካብኣቶም ሓደ ድማ ቖስጣ ይበሃል።

ወዲ ሰብ ንኽነብር መሠረታዊ ዲልየታት ካብ ዝብሃሉ ሓደ ክዳን እዩ ክዳን ብዝተፋላለዩ ቕርጺ መልክዕ ሕብሪ መሪጹ ኣብ ዕዳጋ ጐዚኡ ይኽደ

ዝተፈላለዩ ዓ በይቲ ተካላት ሠራሐቶ መፍላጥ ዝተፍላለየ ከባብታት እናኸዱ መፋለጢ ይጐብሩ እዮም።

ኣብ ዓበይቲ ኽብረ ባዕዓላት መብዛሕቲአን ድቂ ኣንስትዎ ዓለማ ዓዲ ተኸዲነን ብና ሰቲ ኣንፅረብሪብን ቡንእን ብኾምዙይ ገይረን የፍልሓን የኅልፈ::

ተምሃሮ ፍልጠቶም ነመምዕባል ናፍስ ተፍላሉ ጥመርቲ ቤታት እናኸዱ ይመሃሩ ኣብቲ ጥመርቲ ቤት ድማ ናይ ባዕሎም ሓደ ዓይነት ክዳን ተኸድኖዎም ብሓደ ከፊሎም ይመሃሩ ይውዕሉ።

ዝተፈላለዩ ዓይነት መራሕቲ ሃገር ናይ ባዕሎም መለለይ ኣርማ ወይ ድማ ባንዴራ ይጥቆሙ እዮም። እዙይኦም ድማ ኣብዚኅ አብ ሕዚ እዋን እንርኦ ዘለና ድማ ሓንቲ ናይ ኢትዮጵያ ባንደራ እያ፥፥

እንስሳት ኣብ ክልት ይምደቡ እንስሳ ዘገዳም ና እንስሳት ዘቤት ብሃሉ ካብ እንስሳት ዘገዳም ሓንቲ ዒፍ እያ እዛይ ዒፍ እዚኣ ድማ ፃዕዳ መግለጺት ሰላም ትበሃል።

ኣብዚ ሕዚ ኢዋን ኣብ ዓድና ወ ድሚ ኣብ ሃገርና ዘተፈላለይ ዓይነት መጕዕ ኣዕዚያታት ኣለዉ። ካብ ኣቶም ሓደ ድማ ናይ ሕዝቢ መጕዓዓዝያ ሓንቲ እያ።

እዚ ትሪእይዎ ዘለኹም ምስሊ ኣርማ ናይ ቢሮ ትምህርቲ ክልል ትግራይ እንትኸውን መብዛሕትኡ ጊዜ ድማ ነተን ኣናእሽተይ ቤት ትምህርታት ዝቆፃፀርን ሕግን ደንብን ዘውፅእ እንትኸውን ኣበየናይ ከተማ ይርከብ ይመስለኩም?

ጫማ ስተፋ ላለይ ዓይነት ጫማ እንትትሉ ካብኣቶም ሓደ ድማ ካብ ቈርወት ዝተሠርሐ መዙሕቲ ኡ ጊዜ ደቃ እንስቲዎ መናእስያት ዝጥቆምሉ ዓይነት ጫማ እዩ።

ኣርማ ኣብ ሓንቲ ሃገር ማለትውን ኣብ ዓድና ዝተፈላለየ ዓይነት ሥራሕቲ ትካላ ኾና ኣይኽእላእየን ናይ ባዕለን ዝኾነ መግለጽ መንነትን ዝጥቆማሉ ዓይነት መፍለይ ሒብሪ ሓደ እዮ።

መብዛሕቲኡ ኅብረተ ሰብ ኣብ ሠራሕቲ ንግዲ ዘተዋፈረ እዩ ካብቶም ሥራሕቲ ንግዱ ድማ ኣብ ዝተፈላልዩ ነብረታት ምቕረብ ይሽቅጥን ይልውጥን እዩ።

ወዲ ሰብ ንኽነብ ዝተፋላለይ ዓይነት ንብረት ይጥቀም ካብኣቶም ሓደ ቡና ንኽሰቲ መውቈጢ ቡና ይጥቀም ካኡ እዝመቈጥ ቡና ድማ ካብ እንጨይቲ ኢዩ ዘስራሕ

ብዙኃት ኅረተ ሰብ ንምዝንግጋዕ ዉሉ ወይ ድማ ንምጉናይክሉ ካብ ዓዶም ናብ ካሊዕ ዓዲ ይጐዓ ዓዙን ይንቀሠዖስን እዮም።

ደቂ ሰባት ኣብሂቦቶም ብዙኃት ዓይነት ነገራት የልዎ ካብኣቶም ሓደ ድማ ሓሽ ነገር ወይ ከዓ ሓሽ ኃብሪተን ምስ ማ ውፂእት ኤሌክጥሮንክ ዝኾነ ሓደ ነገር እዩ።

ሓረስታይ ዝተኳላልዓነት ዘኻእቲ የኽሪ ካብኣቶም ሓደ ልዎ ዩ ኢልዎ ድማ ካብ ፍርኡ ንኤእንጀራ ካብ ጕንድ ድማ ነቃንጨንቲ ንትቆመሉ ::

መሣርሒ ጽሕፈት ብዙሓት ዓይነት እንትትኮኑ ካብኣቶም ሓደ ድማ ቀለም ወይ ከዓ ሻርኮን እናተብሃለ ዝጽዋዕ እዩ።

ቡንና ኣብ ዓድና ማለትውና ብሃገርና ብርክት ዝበደመ ኅብረ ሰብ ዝጥቆሞሉሎ ዓይነት መስተ እኳ እንተኾነ መዙሕቲ ጊዜ ድማ ኣብ ዓቢልቲዕ ሰባት ዝጥቆሙሉ ዓይነት መስጠእ እዩ።

ዝተፈላለዮ ዓይነታት ምግብታት ኣለዉ ካብኣቶም ድማ ካብ ናይ እንስሳት ዝርከብ ምግቢ ሓደ እዩ ንምግቢ ዝውዕሉ እንስሳት ድማ ከም ብዕራይ ምግላጽ እዩ።

ኣብ ዝተፋላለዩ ተካላት ሥራሖም ንምፍላጥ ኣብ ስተፋላለዩ መንገዲ ኹን ቦታታት ይልጥፉን የፋልጡን እዮም።